አብዚ ቦታ ዝተፈላለዩ ዓይነታት ክዳውንቲ ፣ ጫማታትን ቦርሳታትን ከምኡ እውን ዝተፈላለዩ ናይ ጡጥ ውፅኢታትን ዝሽየጥሉን ዝግዝእሉን እዩ።

እዚ ባህላዊ ምግቢ እንጀራ ምስ ዉፅኢት ፀባ ዝኾነ ርግኦን ስልስን ብሓደ ኾይኑ ዝርኣየሉ ምስሊ እዩ።

እዚ መሰረታዊ ግልጋሎት ካብ ዝኾኑ ሓደ መብራህቲ ወይ ድማ ሓይሊ ኤሌክትሪክ ካብ ሓደ ቦታ ናብ ሓደ ቦታ ንኽንቀሳቀስ ዝግበር ፓሎ ይበሃል።

እዚ ሓደ ማሕበረሰብ ጥበቡን ባህሉን ብዝገልፀሉን ኣገባብ ከም መመለኽዒ ወይ ኸዓ መጋየፂ ዝጥመሎም ኣቁሑታት ዝሓዘ እዩ።

ደቂ ሰባት ኣብ ሓደ ቦታ ተኣኪቦም ዝተፈላለዩ ምህርትታቶም ዝሸጥሉን ዝለዋወጥሉን ቦታ።

እዚ ናይ ዝተፈላለዩ ዓድታት መራሕቲ ዘለውዎሞ ነናይ ባዕሎም ፓለቲካዊ ኣረኣእያ ዝገልፅሉን ዝረዳድእሉን መድረኽ ዘተ ይበሃል።

እዚኦም ውፅኢታት ዝተፈላለዩ ቅመማታት ፋብሪካ ኾይኖም አብ ሰውነትና ይኩን አብ ኣጭርቅቲ ዘሎ ርስሓት ንምውጋድ ዝጠቁሙና ሳሙናታት እዮሞ።

እዚ ብዘበነ ወራር ጣልያን ኢ/ያውያን እምቢ ንመግዛእቲ ኢሎም ኣብ ጎቦታት ዓድዋ ተዋጊኦምን ተኳሺሖምን ዝረኸብዎ ዓወት ዝገልፅ ኣርማ እዩ፡፡

እዚ ኣብ ዝተፈላለዩ ኸባቢታት ትግራይ ልሙዳት ካብ ዝኮኑ ናይ በረኻ ተሳሓብትን ሰጎምትን እንስሳት ሓደ እዩ፡፡ ፂሒራ ድማ ይበሃል፡፡

እዚ ካብ ዓሌታት ኣዕዋፍ ሓደ ኮይኑ መብዛሕትኡ ግዜ ብለይቲ ዝንቀሳቀስ ጉጓ ይባሃል፡፡

እዚ ሓረስቶት ምስ ናይ ሕርሻ ዝራእቶም ንዝበቀሉ ዘይጠቅሙ ሳዕርታት ንምዉጋድ ኢሎም ዝስርሕዎ ስራሕ እዩ። ጽህያይ ድማ ይብሃል።

እዚ ብዛዕባ ሓደ ትካል እንታይ ከም ዝሰርሕ ፣ አበይ ከም ዝሰርሕ ፣መዓዝ ከም ዝሰርሕ ዝተፈላለዩ ንማሕበረሰብ ዘድልዩ ሓበሬታታት ንምሕባር ብቀረባ አንቢቡ ንክረዶኦ ዝግበር መፈለጢ እዩ፡፡

እዚ አብ ዝተፈላለዩ ከተማታት ዝርከብ ኮይኑ ዝተፈላለዩ መሰረታዊ አቑሑት ገዛ ማለት እውን ማዕፆ ዓራትን ካልኦት ውፂታት ሓፂንን ዝስርሑሉ ቦታ እዩ፡፡

እዚ ብዛዕባ ሓደ ነገር ንምስራሕን ንምክያድን ዘኽእል እኹል ፍልጠት ተጻሒፉ ዝተቐመጦ መጽሓፍ ይበሃል።

እዚ ኣብ ቤሄራዊ ፖርክታት ኢትዮጵያ ዝርከብ ድርቂ እንስሳ ዘገዳም እዩ፡፡ ጭላዳ ህበይ ከዓ ይባሃል፡፡

ብዛዕባ ናይ ሓደ ትካል ስርሑን ዘፍርዮ ምህርትን ንምፍላጥ ዘገልግል መፋለጢ።

እዚ ተምሃሮ ብዛዕባ ሳይንስን ቴክኖሎጅን ብዛዕባ ርክብን ኮምፒተርን ዝማሃሩሉ ቤተ ፈተነ እዩ፡፡

እዚ መሰረታዊ ግልጋሎታት ሓደ ህዝቢ ካብ ዝባሃሎ ሓደ ኮይኑ ማሕበረ ሰብ ንኡስ ወለዶ ዝመሃረሉን ዝህነፀሉን ቤት ትምህርቲ ይባሃል፡፡

እዚ ዉፅኢታት ቴክኖሎጂ ካብ ዝኾኑ መሳርሕታት ሓደ ኮይኑ ብኤሌክትሪክ ዝሰርሕ ኣብ ኮምፒዩተርና ዘሎ ፅሑፍ ጎሊሁ ንክርአ ዘንፀባርቕ ምስሊ መንፀባረቒ ይብሃል።

ጋዜጠኛታትን ኣባላት መቃልሕን ብዛዕባ ዝኾነ ነገር ንኣብነት ኣኼባ መልእክትን ዝተፈላለዩ ሓቤረታትን ናብ ሕዝቢ ዘባፃፅሕሉን ዘርእሉን መቃልሕ።

እዚ ውፂኢት ቴክኖሎጂ ዝኾነ ተሽከርካሪ አቑሑት ካብ ሓደ ቦታ ናብ ሓደ ቦታ ማለት እውን አብ ቀረባ ቦታ ዘማላልስ ዓይነት ተሽከርካሪ እዩ፡፡

አዚ ኣብ መብዛሕትኡ ኸባብታት ትግራይ ኣዝዩ ሉሙድ ዝኾነ ዓይነት ምግቢ እዩ፡፡ ዓተባሕሪ ኣሊኽካ ንእሽተይ ምስ ቦቖለ ዝብላዕ ቡቁልቲ ይብሃል፡፡

እዚ ሓረስታይ ዝዘርኦም ዝራእቲ ጥረ ኮይኑ ንፀብሒ ዝጠቅም ዓይኒዓተረ ይበሃል።

እዚ ናይ ተፈጥሮ ማይ ኣብ ፋብሪካታት ዝተፃረዩ ዘድልዩ መዓድናት ተወሲኾምዎ ናብ ግልጋሎት ቀጥታ መስተ ዝውዕል ማይ እዩ ።

እዚ ምግቢ ንምስራሕ ዝጠቅመና ብኤሌክትሪክ ዝሰርሕ ምድጃ ይበሃል፡፡

እዚ ንዓይኒ ደቂ ሰባት ከም ዝስሕብን ኣኢምሮኦም እውን ከምዝሕድስን ተመላኺዑን ተፀባቢቑን ዝተሰርሐ ደቂ ሰባት ትርፊ ግዚኦም ዘሕልፍሉን ዝዘናግዕሉን መናፈሻ ይባሃል።

ሓደ ህዝቢ ብዝትፈላለዩ ባዕዳውያን ፀላእቲ ንከይውረርን ንከይስኮንን ፅላል ዝከውን መክበሪ ሕጊ።

እዚ ገዛ ተኸተልቲ ሃይማኖት እስልምና ብሓደ ተኣኪቦም ዝፅልዩሉን ዘመስግንሉን ቤተ-ጸሎት ወይ ድማ መስጊድ ይበሃል።

እዚ ኣብ መብዛሕትኡ ከተማታት ልሙድ ዝኾነ ብዘመናዊ ቅድን ጥበብን ዝተሰርሐ ናይ ብዙሓት ሰባት መእከቢ ኣደራሽ ይብሃል።

እዚ ቦታ ኣብ መብዛሕትኡ ከተማታት ዝርከብ ኮይኑ መናኣሰይ ተኣክቦም ውፅኢት ኣልኮል ዝኾኑ መስተታት ዝሰትይሉን ዝዛናጉዑልን ቤት መስተ ይባሃል።

ካብ ዝተፈላለዩ ከባቢታት ዝመፁ ተማሃሮ ብሓደ ተኣኪቦም ዝመሃሩሉን ካብ መምህሮምን ካብ ካልኦት ተማሃሮን ተመክሮ ዝለዋወጥሉን ቦታ ቤት ትምሀርቲ ይበሃል።

እዚ ቁዱስ ያሬድ ንዝማሃዞ ናይ ቤተክርስትያን ዜማ መዐጀቢ ዝጠቅም አቅሓ እዩ ።ፀናፅል ድማ ይበሃል፡፡

ኣብ ሓደ ከተማ ዝርከቡ ውፅኢታት ጨርቃ መርቅን ካልኦት ኣቕሑትን ዝሽየጥሉን ዝግዝኡልን ዕዳጋ ይኸውን፡፡

አዚ ናይ ቢሄራዊ ክልላዊ መንግስቲ ትግራይ ፀጥታ መክበሪ ሓይሊ ኣርማ ወይ ድማ ምልክት እዩ::

እዚ ከም ተከተልቲ ሃይማኖት ክርስትና ጎይታ ንሙሴ ዓሰርተ ትእዛዛት ፅሒፉ ዝሃቦ ፅላት ተቀሚጡ ዝርከበሉ ቦታ እዩ።

እዚ ብስርዓተ ትምህርቲ ሓደ ሃገር ዝዳሎ ተመሃሮ ኣብ ውሽጡ ዘሎ ነገራት ኣፅኒዖም ተማሂሮምን ክሓልፉ ዝወሃብዎ መፅሓፍ እዩ፡፡

እዚ ኣብ ርእሰ ከተማ ትግራይ ዝኾነት መቐለ ዝርከብ ናይ ጀጋኑ ስዉኣት መዘከርታ ተባሂሉ ዝተሃነፀ ሓወልቲ እዩ፡፡ ከም መስሕብ ቱሪዝም ድማ የገልግል፡፡

እዚ ኣብ መብዛሕቲኡ ከተማታት ዝርከብ ኮይኑ ደቂ ሰባት ቀጥታ ዝምገብዎም ምግብታታት በሲሎምን ተዳልዮምን ዝሽየጥሉን ዝብልዑዕሉን ቦታ እዩ።

እዚ ሳዕሪ ዝምገብ ናይ በረካ እንስሳ ጊሐ ይባሃል፣ መብዛሕትኡ ግዜ ኣብ በረካታትን ኣፃድፍን ዝበዝሖ ከባቢ ይነብር፡፡

እዚ ኣብ እዋን መስከረም ኣዝዩ ንዓይኒ ሰሓቢ ዝኸውን ዕንባባ ዘፍሪ ሳዕሪ ገልገለ መስቀል ይበሃል::

እዚ መፅሓፍ ብዛዕባ ሓደ ነገር ታሪክ ኣብቲ እዋን ዝነበረ ኩነታትን ካልኦት ዘድልዩ ነገራትን ፀብፂቡን ሰኒዱን ዝሓዘ ታሪክ እዩ።

እዚ ኣብ ጥንታውን ታሪካውን ከተማ ኣክሱም ዝርከብ ፍልፍል ዜማ ሃይማኖት ክርስትና ናይ ዝኮነ ቅዱስ ያሬድ መዘከርታ ተባሂሉ ዝተሰርሐ ሓወልቲ እዩ።

ዝተፈላለየ ግልጋሎት ፅዕነት ማለት እዉን ንሰባትን ንኣቑሑን ዝጠቕሙ ምድራዊ መጓዓዝያታት ንመንቀሳቐሲ ዝኸዉን ነዳዲ ዝዕደለሉ ቦታ።

እዚ ኣብታ ጥንታዊትን ታሪኻዊትን ከተማ ኣኽሱም ዝርከብ ናይ ቅዱስ ያሬድ ቤተ-ምውላድ መዘከርታ ተባሂሉ ዝተሰርሐ ሓወልቲ እዩ፡፡

እዚ ኣብ መብዛሕትኡ ገጠራት ዝተለመደ ሓረስቶት መሬቶም ንምልማዕ ዘላሳልሱሉን ዝሓርሱሉን ስርዓት እዩ፡፡

እዚ ኣብ ዝተፈላለዩ ከተማታት ዝተለመደ ዓይነት ተሽከርካሪ እንትከውን መብዝሓቱኡ ግዜ ብውልቀ ዝውነን ኮይኑ ንዝተወሰኑ ሰባት ካብ ቦታ ናብ ቦታ ንመጉዕዓዝ ዝጠቅም እዩ።

እዞም ሰባት ናይ ሓደ ዓዲ ፀጥታ ንምክባርን ዝኮነ ይኩን ዕግርግር ንከይፍጠር ዘረጋግዑ መክበርቲ ሓይሊ ፀጥታ ፖሊስ ይባህሉ።

እዚ ምስሊ ካብ ጣውላ ሓፂንን ዝተሰርሑ ኮይኖም ን ቢሮ እንጥቀመሎም እዩ።

እዚ ናይ ሓደ ከባቢ ገፅታ ዝገልፅ ኾይኑ ኣብቲ ከባቢ ዘለው ተፈጥሮኣዊ ነገራት ማለት እውን ኣትክልቲ፣ ዝራእቲ ማያዊ ኣካላትን ጎቦታትን ዝተፈላለዩ ቅርፃቅርፅን ዘርኢ ምስሊ እዩ።

እዚይ ናይ ትካል ገባሪ ሰናይ ማሕበር ልምዓት ትግራይ ፍሉይ ምልክት ወይ ድማ ኣርማ እዩ፡፡

ዝተፈላለዩ መራሕቲ ዝተፈላለዩ ምንቅስቃስት አብ ዝገብሩሉ ስዓት ሕማቅ ነገር ንከይበፅሖም ዝከላከሉ መክበሪቲ ሕጊ።

እዚ ማሕበራዊ ግልጋሎት ካብ ዝህቡ ትካላት ሓደ ቤት-ትምህርቲ ኮይኑ ተማሃሮ ዝመሃሩሉን ተሞክሮ ዝለዋወጡሉን ቦታ እዩ።

እዞም ተክልታት አብ መብዛሕቲኡ ኣብ ወሰናወሰን ፅርግያ ንምምላክዕን ንመፅለልን ብክለት አየር ንመከላለልን ተባሂሎም ዝትከሉ አትክልቲ እዮም፡፡

እዚ ኣብ በረኻ ካብ ዝነብሩ ዓይነታት ኣዕዋፍ ሓደ ኮይኑ መብዛሕቲኡ ግዜ ኣብ ከባቢ ማያዊ ኣካላት ዝነብር ዓዓ ይብሃል።

እዚ ኣብ ዝተፈላለዩ ከባቢታት ትግራይ ዝተለመደ ዓይነት መጋየፂ ኮይኑ ካብ ወርቂ ዝተሰርሐ እዩ። ን ኣዴታትና ድማ ብዝበለፀ ሙልኩዓት ይገብረን።

ፖለቲካዊ መራሕትታት ዝተፈላለየ ዓዲ ኣብ ሓደ ተኣኪቦም ብዛዕባ ሓደ ነገር አንትዝትዩን እንትመያየጡን ዘርኢ ምስሊ።

እዚ ብዘዓባ ናይ ሓደ ከባቢ ዝገልፅ ቅርፂ ኮይኑ እዞም በረክቲ ቦታታትን ፍሉይ ቅርፂ ዘለዎም እባታትን ድማ ከም መስሕብ ቱሪዝም ኮይኖም የገልግሉ::

እዚ ባህላዊ ምግቢ እንጀራ ተጠቅሊሉ ብስርዓት ተቆሪሱ ንዝበልዕ ንክበፅሕ ዝተዳለወ እዩ፡፡

እዚ ሓረስቶት ዘፍረይዎ ምህርቲ ማለት ውን እኽሊ ዝሸጥሉን ዝገዝኡሉን ቦታ እዩ።

እዚ መብዛሕትአን ናይ ከተማ ደቂ ኣንስትዮ ከም መመላክዒ ተጠቂመን ዝስረሐኦ ዓይነት ኣሰራርሓ ፀጉሪ ወይድማ ቁናኖ እዩ።

እዚ ካብ ዝተፈላየዩ ገበርቲ ሰናይ ዝርከብ ኮይኑ ሰብ ሓደጋ እተጋጥሞ ብቕልጡፍ ናብ ሕክምና ንክበፅሕ ዘመላልስ ዓይነት መኪና እያ፡፡

እዚ ኣብ ልዕሊ ሓደ ህዝቢ ዝኮነ ዓይነት ጨፍጫፍ ወይድማ በደል ንከይፍፀም ፅላል ኮይኑ ሕጊ ዝሕሉ መክበሪ ሕጊ እዩ።

እዚ ምስሊ ዕምበባ ኮይኑ ንመመላኽዒን ኣየር መቆፃፀርን ኣብ ወሰን ፅርግያ ይትከል።

እዚ ኣብ ትግራይ ልሙዳት ካብ ዝኾኑ ባህላዊ መመላኽዕታት ሓደ ኮይኑ ኣብ ክሳድ ዝዕነቕ ዓይነት መጋየፂ እዩ፡፡

እዚ ኣብ ሓደ ዓዲ ዘለዉ ዜጋታት ብዛዕባ ከፍተሐሎም ዝግብኦ ፀገም ንምግላፅ ዝኸድዎ ስርዓት ሰልፊ እዩ።

እዚ ኣብ መብዛሕቲኡ ቦታት ትግራይ ልሙድ ዝኮነ ኣሰራርሓ ፀጉሪ ጎተና ይበ፡፡ ሃል መናእሰይ ንመመላክዒ ኢሎም ድማ ከምዚ ይስርሕዎ።

እዚ ውፅኢት ኣልኮል ዝኾነ ቢራ ዝቕመጠሉ ኣቕሓ እዩ፡፡ ካሳ ድማ ይባሃል፡፡

እዚ መፅሓፍ ብዛዕባ ናይ ትግራይ ዘሎ ሕግን ደንብን ተፃሒፉ ዝቅመጠሉ መፅሄት እዩ።

እዚ ባህላዊ ኣሰረራሓ ገዛ ዓሊሙ ዝስራሕ ኮይኑ መብዛሕትኡ ግዜ መናእሰይ እዳተዛናጉዑን እዳተዝናነዩን ምግብ ዝበልዕሉ ቦታ እዩ።

እዚ ድማ እትክልትን ፍረምረን ውፂኢታቶም ብሓደ ተኣኪቦም ዝሽየጥሉን ዝግዝኡሉን ቦታ ወይ ድማ ዕዳጋ ይበሃል::

ኣብ መብዛሕትኡ ከተማታት ዝርከብ ኣሰራርሓ ህንፃ መንበሪ ገዛ ወይ ድማ ፎቅ የርኢ፡፡

እዚ ተምሃሮ ብክልሲ ሓሳብ ዝተምሃርዎ ትምርቲ ብስእሊ፣ ብፅሑፍን ብቅርፃ ቅርፅን ዝሪእሉ ዝሰርሕሉን ዝፋለጥሉን ቦታ ቤተ-ፈተነ ወይ ድማ ቤተ ምኮራ ይበሃል ።

እዚ ኣብ ትግራይ ካብ ዘለዉ ምህርቲ እፅዋት ሓደ በለስ ኮይኑ ደጊኡ ብዕሾኽ ዝተኸበበ ውሽጡ ድማ ኣዝዩ ጥዑም መቐረት ዘለዎ ንቐጥታ ምግብነት ዘገልግል ፍረ እዩ።

እዚ ብሚኒስተር ትምህርቲ ሓደ ሃገር ዝዳሎ ተምሃሮ ብዛዕባ እቲ ዓይነት ትምህርቲ ሙሉእ ፍልጠት ንክረክቡሉን ኣንቢቦም ኣብኡ ዝርከቡ ሑቶታት ንክሰርሕሉን ዝወሃቦም መፅሓፍ እዩ፡፡

እዚ ኣብ ኢትዮጲያ ሓንቲ ናይ ዝኮነት ክልል ትግራይ ብሄራዊ መግለፂ ባንዴራ ወይ ድማ ኣርማ እዩ።

እዚ ምስሊ ካብቶም ፍሪኦም ዝብልዑ ሓደ ኮይኑ ስሙ ከዓ ፓፓየ ይበሃል።

እዚ ምስሊ ናብ ባንኪ ንዝኣቱን ፀገም ዝፈጥሩን ሰባት ብምሕላው ሕጊ የኽብሩ።

እዚ ኣብ መብዛሕትኡ ከባቢታት ትግራይ ልሙዳት ካብ ዝኾኑ ተኽእልታት ሓደ ዳዕሮ እዩ ደቂ ሰባት ተኣኪቦም ዘፅልሉሉን መዘናግዒ ዝጥቀሙሉን ዓይነት ተኽሊ እውን እዩ።

እዚ መሰረታዊ ባህልታት ካብ ዝኾኑ ሓደ ኮይኑ ኣዴታትና ጡጥ ናብ ክሪ ማለት እውን ፈትሊ ንምቕያር ዝጥቀማሉ ሜላ እዩ።

እዙይ ማይ ካብ ሓደ ቦታ ናብ ዝተፈላለየ ቦታታት ሕርሻ ንምብፅፃሕን ንምጉዕዓዝን እንጥቀመሉ ኮይኑ መትረብ ይብሃል። መብዛሕቲኡ ግዜ ድማ ኣብ ልማዓት መስኖ የገልግል።

እዙይ ኣቦታትና ካብ ቆርቦት ሰሪሖም ብቀለም ፅሒፎም ከክንዲ መፅሓፍ ዝጥቀሙሉ መስሕብ ቱሪዝም እዩ።

እዚ ካብ ውፅአታት አሕምልቲ መስኖሓደ ኮይኑ ሰላጣ ይበሃል ቀጥታ ኣብሲልካ ንምግቤነት ከዓ ይውዕል።

እዚ ኣብ መብዛሕቱኡ ከተማታት ዝተለመደ ዓይነት ተሽከርካሪ ደቂ ሰባትን ውሱን ደረቅ ኣቁሑትን ክፀዓን ዝከእል ካብ ቦታ ናብ ቦታ ዘመላልስ ዓይነት ተሽከርካሪ እዩ።

እዚ መመላኽዒ ደቂ ኣንስትዮ ኣብ እዋን በዓል ኣሸንዳ ኣብ ርእሰን ፣ ኣብ ክሳደንን ኣብ ኢደንን ዝኣስረኦ ዓይነት መጋየፂ እዩ፡፡

ካብ ፋብሪካ ፈሳሲ ሳሙና ተዓሺጉሉ ዝመፅእ ኣብ ገዛ ድማ ንማይን ዝተፈላለዩ ፈሰስትን መቕድሒ ዝዉዕል ኣቅሓ።

እዚ መፅሓፍ ብዛዕባ ሕብረተሰብ ሳይንስ ኩሉ ፍልጠታትን ጠሚሩ ተሰኒዱ ዝሓዘ መፅሓፍ እዪ።

እዚ ኣብ ኣብያተ እምነት ክርስትና ዝርከብ ነጋሪት ዝባሃል መሳርሒ ኮይኑ ናይ ቅዱስ ያሬድ ዜማ ንምዕጃብ ይጠቅም ።

እዚ አብ ዝተፈላለዩ ከባብታት ትግራይ ልሙዳት ካብዝኾኑ ባህላዊ ሙዚቃታት እንትድረፉን እንትስምዑን ደቂ ሰባት ከቢቦም ዝፃወትዎ ዓይነት ትልሂት እዩ።

እዚ ስእሊ ተኸተልቲ ሃይማኖት እስልምና ብሓደ ኮይኖም ዝፅልዩሉን ዝሰግድሉን ስነስርዓት ይገልጽ።

ኣብ መብዛሕትኡ ከተማታት ዝርከብ ማሕበረሰብ ዝደለዮ ዓይነት ምህርቲ ክገዝኣሉን ክሸጠሉን ዝኽእል ቦታ ወይ ድማ ዕዳጋ እዩ።

እዚ ውጽኢታት ዝተፈላለዩ ፋብሪካታት ዝኾኑ ኣቑሑ ብሓደ ተኣኪቦም ዝሽየጡሉን ዝግዝኡሉን ገዛ ወይ ድማ ሹቕ ይበሃል።

ውድድር ሳይክል ኣብ ዝተፈላለዩ ከባቢታት ዓለም ልሙዳት ካብ ዝኮኑ ናይ እስፖርት ፀወታታት ሓደ እዩ፡፡

እዚ ኣብ መብዛሕትኡ ከባቢታት ደቂ ሰባት ንምህርቲ መዓር ኢሎም ዝንከባከብዎን ዝሕብሕዝበዎን ዓይነት ነብሳት ኮይኑ ኣብ ዕምበባታት ድማ ፅግያ ዝፈጥር እዩ፡፡

እዚ ናይ ገዛ ኣቅሑት ካብ ዝኮኑ ውፅኢታት ቴክኖሎጂ ተለቪዥን ንምቁፅፃር እንጥቀመሉ መሳርሒ እዩ፡፡

እዚ መብዛሕትኦም ደቂ ሰባት ዝኮነ ኣውሊ ወይ ራሕሲ እንትስመዖም ከም መድረቅን መወለወልን ዝጥቀምሉ ዓይነት መሳርሒ እዩ፡፡

እዚ ቃላት እንግሊዘኛ ብትግርኛ እንታይ ከም ዝባሃሉ ተርጉሙ ዝሓዘ መፅሓፍ መዝገበ ቃላት ይባሃል፡፡

እዚ ኣብ ዝተፈላለዩ ወሰናወሰን ፅርግያ ዝርከብ ኮይኑ መብዛሕትኡ ናይ መኪና ኣቅሑት ዝለዋወጠሉን ጎማ ዝንፈሐሉን ቦታ እዩ፡፡

እዚ መፋለጢ መብዛሕቲኡ ግዜ ኣብ በሪ ሓደ ትካል ዝልጠፍ ኮይኑ ብዛዕባ እቲ ትካል እንታይ ከም ዝሰርሕን ኣበይ ከምዘሎን ብሩሑቕ ሪኢኻ ንምግማት ዘኽእል እዩ፡፡

ናይ ሓደ ማሕበረሰብ ዘውፀኦ ሕጊ ንከይሸራረፍን ዓመፅን ካልኦትን ዝመሰሉ ሕማቅ ተግባራት ንከይራ ርእዩን ፅላል ማሕበረሰብ ዝከውን መክበሪ ሕጊ።

እዚ አብ መብዛሕቲኡ ከባቢታት ትግራይ ዝተለመደ ዓይነት ባህላዊ መመላኽዒ ኮይኑ አሕዋትና ደቂ አንስትዮ ክምርዐዋ ከለዋ ኣብ ክሳደን ፣ኣብ እዝነንን፣ አብ ርእሰንን ዝገብርኦ መመላኽዒ እዪ።

እዚኦም ብውሕሉል ጥበብ አዴታት ካብ ሸክላ ተሰሪሖም ንዝተፈላለዩ መሳርሕታት ምግብን መስተን ዝውዕሉ እቑሑት ገዛ እዮም አብ መብዛሕትኡ ገጠራት ትግራይ ድማ ኣዚዮም ዝተለመዱን ባህላዊ መሳርሕታትን እዮም።

እዚ አብ ትግራይ አዝዩ ልሙድ ዝኾነ ባህላዊ ምግቢ እንጀራ ምስ ሕልበትን ስልስን ተዳልዪ አብ መሶብ ተቀሚጡ ይርከብ።

እዚ ፍልጠታዊ ስራሕቲታት ካብ ዝብሃሉ ሓደ ኮይኑ ኣዴታት ናብ ጥዕና ጣብያ እንትከዳ ግልጋሎትን ምርምራን ዝረክባሉ ሕክምና እዩ፡፡

እዚ ዝተፈላለዩ ኣቑሑት ገዛ ማለት እውን ውፅኢታት ቴክኖሎጂ ዝፅገኑሉን ዝለዋወጥሉን ቦታ እዩ፡፡

እዚ ኣብ ትግራይ ካብ ዝተለመዱ ባህላዊ ምግብታት ሓደ ገዓት እዩ ።ካብ ዝተፈላለዩ እኽልታት ድማ ይስራሕ።

እዚ ኣብ መብዛሕትኡ ካባብታት ልሙድ ዝኾነ ንዘበናዊ ኣሰራርሓ ህንፃ ማለት ፉቕ መሰረት ዝኾነ ዓይነት ኣሰራርሓ ገዛ እዩ።

ብዛዕባ ሓደ ትካል ስም እንታይ ከምዝሰርሕን ዝህቦም ውፂኢታትን ብቐረባ ኣንቢብካ ንምርዳእ ዝኽእል መፋለጢ እዩ።

እዚ ብነዳዲ ዝሰርሕ ምድራዊ ተሽከርካሪ ኮይኑ ምድሪ ንምኹዓት ክብደት ንምልዓልን ዝተፈላለዩ ስራሕቲ ህንፃ ኣብ እንሰርሐሉ ንመፅረግን ዝጠቅም ኣቕሓ እዩ።

እዚ ብዛዕባ ሓደ ቦታ ወይ ድማ ሓደ ትካል እንታይ ከምዝሰርሕን ከመይ ከምዝሰርሕን ከምኡ ድማ ዕላምኡ እንታይ ምዃኑ ብቐረባ ኣንቢብካ ንምርዳእ ተባሂሉ ዝግበር መፋለጢ አዩ።

ብዛዕባ ናይ ሓደ ህዝቢ ከሕልፎ ዝደሊ መልእኽቲ ናብ ኣብ ዝተፈላለዩ ቦታታት ዘሎ ማሕበረሰብ ንምብፃሕ ዝቅረፅ መቀለ::

እዚ ሓደ ስራሕ ክንሰርሕ እንትንደሊ ብዛዕባ እቲ ስራሕ ከመይ ከምዝስራሕን ንምንታይን ከም ዝስራሕን ኣበይ ከም ዝስራሕን ንመፋለጢ እንገብሮ ዓይነት ኣርማ እዩ።

እዚ ምስሊ ጥበብን ባህልን ናይ ሓደ ህዝቢ ንምግላጽ ተባሂሎም ካብ እምኒ ዝተፈልፈሉን ዝተፀረቡን ቅርፃቅርፂ ሓወልቲታትን ስርዓት መንደቕን የርእየና።

እዚ ኣብ ገዛ ካብ ዝነብሩ ልሙዳት እንስሳት ሓደ ኮይኑ ውላድ ኣድጊ ወይ ድማ ዒሉ እናተብሃለ ይፍለጥ፡፡

እዚ ተኽሊ መብዛሕቱ ኣብ ወሰን ፅርግያታት ዝትከል ከም መፅለሊ መመላኽዕን ኣፍቲ ከባቢ ዘሎ ኩነታት ብኽለት ኣየር ንምቕናስን ተባሂሉ ዝትከል እዩ።

እዚ ንወዲ ሰብ ቀጥታ ምግብነት ዘገልግሉ ምግብታት ተሰሪሖም ዝምገበሉ መስተታት ድማ ዝስተዩሉ ቦታ እዩ።

እዚ አብ እምነት ሀይማኖት ክርስትና ዓብዪ ትርጉም ዘለዎ ኾይኑ ብቅርፁን አሰራርሕኡን ድማ ንዝተፈላለዪ ህዝብታት ዓለም ከም መስሕብ ቱሪዝም ኾይኑ የግልግል ።

ኣሕዋትናን ኣዴታትናን ደቂ ኣንስትዮ ኣብ ቀርንብ ዓይነን ዝለክይኦ ዓይነት መማላክዒ እዩ። ኩሕሊ ድማ ይባሃል፡፡

እዚ ኣብ ዝተፈላለዩ ከተማታት ዝርከብ ደረቅ ኣቑሑት ፅዕነት ካብ ሓደ ቦታ ናብ ሓደ ቦታ ዘመላልስ ዓይነት ተሽከርካሪ እዩ።

እዚ ሰዓብቲ ሃይማኖት ክርስትና ዝኾኑ ክርስትያን ተኣኪቦም ዝፅልዩሉን ንፈጣሪኦም ዘመስግንሉን ቤተ ፀሎት ወይ ድማ ቤተክርስትያን ይበሃል።

እዚ ኣብ ገዛ ካብ ዝነብሩ ልሙዳት እንስሳት ሓደ ኮይኑ ግመል ይባሃል፡፡ ፅምኢ ማይ ምፅዋት ተክእሎ ስለ ዘለዎ መብዛሕትኡ ግዜ ኣብ ምድረ ባዳታት ንፅዕነት የገልግል፡፡

እዚ ብዝተፈላለየ ጥበብን ውሕልናን ተመላኪዖም ዝተሰርሑ ስፈታት ብሓደ ተኣኪቦም ዝሽየጥሉ ቦታ እዩ::

እዚ ኣብ መብዛሕትኡ ገጠራት ዝርከቡ ሓረስቶት ንመፅለሊኦም ኢሎም ካብ እምኒ ካብ ጭቃን ካብ ዕንፀይትን ከምኡ ውን ካብ ሳዕርን ዝተፈላለዩ ኣትክልቲ ዝሰርሕዎ መንበሪ ገዛ እዩ ።

ኣብ መብዛሕቱኡ ከተማታት ህፃውንትን ዓበይትን ዝዝናነይሉን ዝዘናግዕሉን ዝፃወቱሉን መዘናግዒ እዩ።

እዚ ዓይንና ዝኮኑ ጨረራት ከይጎድእዎ ዝከላከል ከምኡ እዉን ደቀቅቲ ፅሑፋት ኣጉሊሁ ዘርኢ መነፀር ይበሃል ።

ኣብ ዝተፈላለዩ ኸተማታት ውፅኢታት ዕንፀይቲ ኾይኖም ንናይ ገዛን ናይ ቢሮን ዝጠቅሙ ኣቁሑት ዝስርሕሉ ቦታ።

እዚ ኣብ በረካ ካብ ዝርከቡ ዓይነታት እንስሳ ሓደ ቆቛሕ ዝበሃል ኮይኑ ንምግብነት ደቂ ሰባት ዝውዕል እዩ፡፡

እዚ ኣብ ጥንታውን ታሪኻውን ከተማ ኣኽሱም ዝርከብ ከም መስሕብ ቱሪዝም ኮይኑ ዘገልግል ካብ እምኒ ተፀሪቡ ዝተሰርሐ ዓይነት ሓወልቲ እዩ።

እዚ ፍልፍል ፍልጠትን ባህልን ታሪክን ዝኮኑ መጻሕፍቲ ተኣኪቦም ዝቅመጥሉ ፣ተምሃሮን ካልኦት ሰባትን ድማ መጺኦም ዘንብብሉ ቤተ ንባብ ይባሃል።

እዚ ምስሊ ዝኾነ ሙዚቃ ክስራሕ ከሎ ናይቲ ደራፊ ወይ ድማ ሙዚቀኛ ስእሊ እቲ ሙዚቃ እናተዳመጸ እቲ ምስሊ ድማ ዝረኣየሉ ከይዲ እዩ።

እዚኦም መሳርሕታት ኣቑሕት ገዛ ካብ ዝበሃሉ ኮይኖም ባህላዊ መስተ ቡናን ሻሂን ንምስታይ እንሰርሐሎም ኣቑሑት እዮም።

እዚ ብነዳዲ ዝሰርሕ ተሽከርካሪ ኮይኑ ደቂ ሰባት ኣብ ውሽጢ ሓደ ከተማ ካብ ቦታ ናብ ቦታ ንምንቅስቃስ ዝጥቀሙሉ መሳሪሒ እዩ።

እዚ ምስሊ ካብቶም ኣብ ኢ/ያ ዝርከቡ ኣርማ እዩ ወይ ምልክት እዩ።

እዚ ኣብ ሓደ ዓዲ ካብዘለው መሰረታዊ ልምዓታት ሓደ ዩኒቨርሲቲ ኮይኑ ተማሃሮ ተኣኪቦም ንክመሃርሉን ፈልጠት ንክቀስሙሉን ከምኡ ድማ ዝተፈላለዩ ፈተነታት ዝሰርሕሉ ቦታ እዩ።

እዚ ኣብ መብዝሕትኡ ከተማታት ዝርከብ ስፍሓት መሬት ንምቑጣብ ተባሂሉ ንላዕሊ ተደራሪቡ ዝተሰርሐን ደቂ ሰባት ተኣኪቦም ዝነብሩን ናይ ሓባር መንበሪ ይባሃል፡፡

እዚ ኣብታ ጥንታዊትን ታሪካዊትን ዝኮነት ከተማ ኣክሱም ዝርከብ ርእሰ ኣድባራት ወገዳማት ኣክሱም ፅዮን ቤተክርስትያን ኮይኑ፣ ካብ ዝተፈላለዩ ዓድታት ዝመፁ በፃሕቲ ዓድን ሳዓምቲ ቤተክርስትያን ዝእከቡሉ ቦታ እዩ።

እዚ ኣብ መብዛሕትኡ ከተማታት ዝርከብ ባህላዊ ምግቢታት በሲሎም ንክብልዑ ተዘጋጅዮም ዝቅመጥሉን ደቂ ሰባት መፅኦም ዝምገብሉን ቤት ምግቢ ይባሃል፡፡

እዚ አብ መብዛሕቲኡ ከባብታት ትግራይ ሉሙድ ካብ ዝኮኑ ባህላዊ መስተታት ሓደ ኮይኑ ስዋ ይበሃል። ካብ ዳጉሻን ፤ ካብ ስገምን ፤ካብ ገሾን ዝተፈላለዩ እክልታትን ድማ ይስራሕ፡፡

ናብ ሓደ ማሕበራዊ ግልጋሎት መዉሀቢ ዝመጸ ማሕበረሰብ ስርዓት ሒዙን በብተሩኡን ከምኡ እዉን ናፍቲ ትካል ዘየድልዩ ነገራት ሒዙ ከየኣትው ፍተሻ ዝካየደሉ ቦታ።

እዚ ኣብ መብዛሕትኡ ከባብታት ትግራይ ኣዴታትና ካብ ስርናይ ውፅኢታት ስርናይን ዝሰርሕኦ ዓይነት ምግቢ ሕንባሻ ይበሃል::

ተክልታት ካብ ዘፍርይዎም ፍረታት ኮይኖም ንምግብን መድሓኒትን ወዲ ሰብ፣ እንስሳን እፅዋትን ዘገልግሉ ፍረታት

እዚ ካብ ዓይነታት ውልቃዊ ስራሕ ሓደ ኾይኑ ንእንስሳ ቀለብ ዝውዕል ቀለብ ገለባ እንትፀዓንን እንትጓዓዝን የርኢ ።

እዚ ህፃውንቲ ስርዓተ ትምህርቲ ኣብ ርእሶም ንኽቅረፆም ተባሂሉ ዝተፈላለዩ ሕብርን መልክዓትን ተፃሒፉ ንህፃናት ከንብብዎን ክዘናግዑሉን ዝወሃብ መፅሓፍ እዩ ።

እዚ ስርዓት ስዓብቲ ሃይማኖት ክርስትና ዝኾኑ ካህናት አብ ባህላውን ሃይማኖታውን በዓል ጥምቀት ናብ ሩባ ወሪዶም ዝባርኹሉን ንመእመናን ዘጥምቁሉ ስነ ስርዓት እዩ።

እዚ ኣብ መብዛሕቲኡ ገጠራት ትግራይ ልሙድ ዝኾነ ደቂ ሰባት እግሮም ዝኾነ ሕማቅ ነገር ከይዎግኦም መከላከሊ ዝጥቀምሉ ካብ ጎማ ናይ መኪና ዝተሰረሐ ሳእኒ ወይ ድማ ጫማ ይበሃል፡፡

እዚ ደቂ አንስትዮ አሕዋትና ጡጥ ፈቲለን ንክሪ ክዳን መስርሒ ዘውዕላሉ ከይዲ እዩ። ምፍታል ድማ ይበሃል።

እዚ ኣብ መብዛሕትኡ ከተማታት ልሙዳት ካብ ዝኾኑ መጓዓዝያ ምድሪ ሓደ ኾይኑ ደቂ ሰባት ካብ ሓደ ቦታ ናብ ሓደ ቦታ ንምጉዕዓዝን ንብፅፃሕን ይጠቅም።

ውፅኢታት ሓፂነ መፂን ዕንፀይትን ኮይኖም ኣብ ዝተፈላለዩ መሰረታዊ ግልጋሎት ዝወሃበሎም ትካላት ዝርከቡ ናይ ቢሮ ኣቁሑ፡፡

እዚ ብነዳዲ ካብ ዝሰርሑ ምድራዊ መጓዓዝያታት ሓደ ኮይኑ መብዛሕትኡ ግዜ ከበድቲ ደረቕ ነገራት ከም እምኒ ሓፂንን ዕንጸይትን ተጻዒኑ ናብ ዝተፈላለዩ ቦታታት ንምብጻሕ ይጠቕመና።

እዚ ኣብ መብዛሕትኡ ከባቢታት ልሙድ ካብ ዝኮነ ዓይነት ስራሕ ሓደ ኮይኑ ማሕበረሰብ ሓደ ከባቢ ተኣኪቦም ንከባቢኦም እንተፅርዩን እንተልምዑን ይገልፅ::

እዚ ናይ ዝተፈላለዩ ሚድያታት ጋዜጠኛታት ብዛዕባ ሓደ ነገር ዘሎ ሓዱሽ ነገር ናብ ህዝቢ ዘቃልሕሉ መቃልሕ ወይ ድማ ቴሌቭዥን ይባሃል፡፡

እዚ ካብ ዕንጨይቲ ካበ ዝስሩሑ አቁሑታት ሓደ ኮይኑ ዓራት ይበሃል ደቂ ሰባት ንክድቁሱሉ ዝስራሕ አቁሑት ገዛ ካብ ዝኮኑ ሓደ እዩ፡፡

እዚ ድማ ዝተፈላለዩ ናይ መራኸቢ ኣቑሑታት ውፅኢት ቴክኖሎጅን መሳርሒታቶምን ዝሽየጠሉ ድንኳን ወይ ድማ ሹቕ ይበሃል።

እዚ ካብ ባህላዊ ስፌታት ትግራይ ሓደ ኮይኑ መሶብ ይበሃል ምግቢ ንመቐረቢ ድማ ይጠቕመና።

እዚ ኣብ መብዛሕትኦም ቦታታት ሕርሻ ኣብ እዋን ሓጋይ ዝዝራእ ዓይነት ዘርኢ ኮይኑ መስኖ ይባሃል።

እዚ ደቂ ሰባት ኣጋይሽ ዓዲሞም ግዝያዊ መፅለሊ ገይሮም ናይ ሓዘንን ናይ ሓጎስን ድግሰ ዝድግስሉ ቦታ እዩ።

እዚ ኣብ መብዛሕትኡ ከተማታት ዝርከብ ሰባት ብቀጥታ ክበልዕዎ ዝደለዩ ዓይነት ምግቢ ዝበልዕሉ ክሰቲዎ ዝደለዩ ዓይነት መስተ እውን ዝሰትይሉ ቦታ እዩ።

እዚ ኣብ ገዛ ካብ ዝነብሩ እንስሳ ሓደ ኣድጊ ኮይኑ ንፅዕነትን ንዝተፈላለዩ ስራሕቲ ሕርሻን ዘገልግል እዩ።

እዚ ዉፅኢታት ቴክኖሎጂ ካብ ዝኾኑ ምህርትታት ሓደ ኮይኑ ዝተፈላለዩ ፁሑፋት ንምፅሓፍ ኣብ ወረቐት፣ ኣብ ጋዜጣን ካልኦትን ንምፅሓፍ ዝጠቕመና ቢሮ ይብሃል፡፡

ደቂ ሰባት ዝተፈላለዩ ዘበናዊ ምህርትታትን ኣቑሕታት ምህንድስናን ተጠቒሞም ንመንበሪ ይኹን ንዝተፈላለዩ ትካላት ዝሰርሕዎ ዓይነት ህንፃ።

ኣብ መብዛሕትኡ ከባቢታት ወሰን ፅርግያ ንመመላክዕን ኩነታት ኣየር ናይቲ ከባቢ ንምሕላውን ዝትከል ኣትክልቲ ወይ ድማ እፅዋት

እዚ ብዘበናዊ ኣሰራርሓ ስነ ህንፃ ዝተሰርሐ ኮይኑ ስፍሓት መሬት ንምዕቃን ተባሂሉ ንላዕሊ ዝስራሕ ዓይነት ኣሰራርሓ ህንፃ ወይ ድማ ፉቕ ይበሃል፡፡

እዚ አብ መብዛሒቲኡ ከተማታተ ሉሙድ ዝኮነ ዓይነት መኪና ደቂ ሰባት ብፍላይ ድማ ናይ ቢሮ ሰራሕተኛታት ዝመላለስሉ እዩ፡፡

እዚ ኣብ ትግራይ ልሙድ ዝኮነ ባህላዊ ምግቢ እንጀራ ምስ ዝተፈላለዩ ዓይነታት ፀብሒ ማለት ሕልበት፣ ሽሮ፣ ኣትክልትን ዝተፈላለዩ ቅመማትን ዘርኢ ምስሊ እዩ፡፡

እዚ ቦታ ዝተፈላለዩ ኣቑሕታት መጋየፂ፣ መመላክዕን መሕፀብን ከምኡ እውን ዝተፈላለዩ ምህርትታት ፋብሪካ ዝዕደግሉን ዝሽየጥሉን ቦታ እዩ።

እዞም ኣትክልቲ መሰረታዊ ልምዓታት ካብ ዝኾኑ ሓደ ጽርግያ ንምምልካዕን ኣብዚ ከባቢ ዘሎ ኩነታት ኣየር ንጹር ንምግባርን ዝትከሉ ኣትክልቲ እዮም።

ኣብ መብዛሕትኡ ገጠራት ማሕበረሰብና ንምግቢ መስርሕን ንምስታይን ዝውዕል ማይ ዝወስደሉ ቦታ

እዚ ውፅኢት ሓፂነ መፂንን ፋብሪካን ዝኮኑ መሰረታዊ ኣቅሑት ገዛ ዝሽየጥሉን ዝግዝኡልን ቦታ እዩ፡፡

እዚ ዝተፈላለዩ ምህርትታት ፋብሪካ ዝኮኑ ኣቁሑት ኣብ ሓደ ተኣኪቦም ዝሽየጥሉን ዝግዝእሉን ቦታ ወይ ድማ ዕዳጋ ይበሃል ።

እዚ ኣብ ከተማ ኣክሱም ካብ ዘርከቡ መሰረታዊ ልምዓታት ሓደ ኮይኑ ማሕበራዊ ግልጋሎት ዝህባ ነፈርቲ ዝዓልባሉን ዝለዓላሉን ቦታ እዩ፡፡

እዙይ ኣብ መብዛሕቲኡ ከባብታት ትግራይ ኣዝዩ ዝተለመደ ዶብ ሰገር ተክሊ ቆላሚጠስ ይብሃል። ንመስርሕን ገዛን ንዕንፀይቲን ድማ የገልግል።

እዚኦም መሰረታዊ ኣቑሑት ገዛ ካብ ዝበሃሉ ኾይኖም ቡና ዝበሃል ባህላዊ መስተ ንምስታይ እንጥቀመሎም ኣቑሑት እዮም።

እዚ ኣብ በረኻ ካብ ዝርከቡ ዓይነታት እንስሳት ተሰሓብትን ሰጎምትን ሓደ ኮይኑ ቅንፊዝ ይበሃል። ሙሉእ ሰዉነቱ ብዕሾኽ ዝተሸፈነ እዩ። እዚ ዕሾኽ ድማ ካብ ፀላኢ ንምምላጥ ይጠቕሞ።

እዚ ኣብ ሃይማኖታውን ታሪኻውን በዓል መስቀል ዝቃፀል ካብ ሳዕርን ዝተፈላለዩ ዕንጨይታትን ዝስራሕ ዳሜራ ይበሃል።

እዚ ናይ ሓደ ትካል ፍሉይ ምልክት ወይ ድማ ኣርማ እዩ፡፡ ኣብ ዝኾነ ይኹን ዘሎ ሕድሕድ ትካል ነናይ ባዕሉ ዝኾነ ፍሉይ ኣርማ ኣለዎ፡፡

እዚ ኣብ መብዛሕትኡ ከተማታት ልሙድ ዝኾነ ብዘበናዊ መሳርሕታት ህንጻ ማለት እዉን ስሚንቶ፣ ቴንዲኖ፣ ሑጻን ዝተፈላለዩ ሓጺነ መፂንን ዝስራሕ መንበሪ ገዛ እዩ።